ስድራቤታት ብሓደ ኮይኖም ተኣኪቦም በቲ ምዕሩግ ባህላዊ ክዳን ለቢሶም እንትሪኦም ከለኻ ተፈለየ ደስታ ይፈጥረልካ።

ዓበይቲ ናይ ነዊሕ ርሕቀት መጓዓዓዝቲ ባሳት ብብዙሕ ሰባት ዋላኳ እንተተፈተው ብባኣይ ወገን ግን ካብዘይፈትዎም ዓይነታት መጓዓዝያ እዮም፡፡

እተን ጀጋኑ ጎየይቲ ሃገርና ባንዴራ ሃገር ኣብ ማእከል ዓለም ተንበልቢሉ ክትሪኦ ከለካ ዝተፈለየ ደስታ ይፈጥረልካ፡፡

ዋው ዋው ዋው ብጣዕሚ ደስ ዝብል እዩ:: ንኣካለ ስኩላት ዝተዳለወ ዘመናዊ መሳርሒ ብጣዕሚ ብጣዕሚ ኣድኒቐዮ ኣለኹ::

ምሕጋዝን ምሕብሓብን ካብ ኣዝዩምካብ ደስ ዝብሉኒ ብጣዕሚ ክሰርሖ ዝደሊ ሓደ እዩ። በዘ ድማ ብጣዕሚ ንከምዚኦም ዝበሉ ዝድግፉ ብጣዕሚ ዘድንቅ።

ባሃላዊ መስተ ትግራይ ስዋ ምስ ጐፎፍቱኡ ትቕዳሕ ተሎ ፍሉይ ጣዕሚ አለዎ ንኽትርኦ እውን ሰሓቢ እዩ።

ኣባላት ተፃወት ኮዕሶ አግር ብሄራዊ ቡዱን ሃገረና ተሰብሲቦም እንትርኦሞ ከለካ ዝኮነ ባህታ ሓጎሰ ይፈጥረልካ::

ግጓሎት ተሌብር ኢቲጴያ ዘመናዊት ተክኖሎጅ ኣብናታ ሳሕፍዐሉ ዝርከብ ጊዜ ቅርሺ ገንዘብ ካብ ሰብ ናብ ሰብ ዝኾነ ዓይነት ክፍሊታት ንምግልጋል ይጠቅም።

እተን ፅሩያት ቆናጁ ፅቡቓት ምልምላት ጎራዙ ደቂ ኣንስትዮ ሃገርና በቲ ናይ ሃገርና ባህላዊ ክዳን ማዓሪገን እንትሪኤን ከለኻ ብጣዕሚ ደስ ይብላካ::

ዋዉ!!! ቤት ምግቢ ፅሬቶም ሓልዮም ዝተፈላለዪ ስእልታት ኣብ መንድቕ ተጠቂዖም፣ ብዝተፈላለዪ ቀለማት ማዕሪጉ ክትርኢ ከለኻ ሸዉሃትካ ይኸፍቱልካ ።

ኣመራርሓ ሃይማኖት ክርስትና ሃይማኖት እስልምና ተኣኪቦም ከምዚ መግለፂ እንትህቡ እንትሪኢ ኣዝዩ ባህታ ይፈጥረልካ።

እቲ ሓፊስ ቡና ናብ ፈናጅል ትቅዳሕ እቲ ሰፍኢ ሙሉእ ቆሎ በቲ ሃገገግ ዝብል ዝጨኑዉ ጨና ዕጣን እንትሪኢ እንከለካ ዘየለ ባህታ ይፈጥረልካ።

ተፃዋቲ ጋንታ ኮዕሶ እግሪ ቅዱስ ጅዎርግስ ኣማኒኤል ገብረሚካኤል ምስ በዓልቲ ቤቱ ሄለን ተክላይ ምስ ደቆም ተኣኻኺቦም እንትሪኦምብጣዕሚ ደስ ይቡልኻ።

ዮውሃንስ ታደሰ ናይ መኪና ኣቑሑት መለዋወጢ ስልኪ ቁፅሪ 0911385830 ደዊሎም ይርከቡና ።

ሎሚ ብንእሽተ ይቐጡው ጽባሕ ብዓውዪ ይተልሙ ናይ ምስኻዕ መንገዶም ስንቂ ቴሌብር ሳንዶቕ ኢትዮተሌኮም

ባህዳዊ መቐበሪ ጋሻ ቡና ተቐልዩ ተወቒጡ ፈሊኁ ይቕዳሕ ብድኅሪ ናብተይተይቲ ይቐርብ።

መሸጣ ኣሕምልቲን ኣትክልትን ፍራፍረን በናና ፣ኣራንሽ፣ ኣቦካዶ ፣ፓፓየ ፣ኾምደረ ዝኣመሶሉን መሸጣ።

ኅብረት ዕቁብ ምግዛእ ጀሚርና ንኤለክትሪክ መኪና ንዳዲ መኪና ንሞተርሳይክል ንባጃጅ መኪና ንምንበርቤት መግዚ ምሕደሲ ከምኡውን ዕቁብ ብጥረገንዘብ ምውሳድ ይከአል::

ኢደ ጥበባዉያን ወለድና ካብ ዝስርሑ ባህላዊ ክድዉንቲ ኣብ ሓደ መሸጣ ተኣኪቦም ተዘርጊሖም ክትሪኦም ከለካ በቲ ፃዕዳ ሕብሮም በቲ ቅርፃቅርፂ ስራሕቲ ብጣዕሚ ደስ ዝብሉ ሰሓብትን ይኾኑ።

ተከተልቲ ሃይማኖት ክርስትና ኣብ ገዳም ላሊባላ ተኣኪቦም ብብዙሕ ፃዕዳ ክዳውንቲ ማዕሪጎም ክትሪኦም ከለካ ዝተፈለየ ደስታ ይፈጥረልካ ።

ዓለምና ብቴክኖሎጂ ብጣዕሚ ተራቂቃትሉ ኣብ እትርከበሉ ግዜ ብሰብ ስራሕ ዝተሰርሑ ባንቡላታት ተሲኦም ገዛ ክኮሳትሩ ክትርኢ ከለካ ብጣዕሚ እዩ ዘግርመልካን ዘድንቀካን፡፡

ጥንታውያን ነገሥታት ኣኽሱም እምኒ ጸሪቦም ደው ዘበሉ ቕርጻ ቕርጺ ውፂኢት ሥልጣነ ኣኹሱም።

ጎራዙ ደቂ ኣንስትዮ ብዝተፈላለዩ ሕብርታት መጋየፅታት ኣብ እግረን ማዕሪገን እንትርእየን ከለካ ፤ስምዒትካ ንኽበጋገስን ንኽፈታተንን ይገብራኻ።

ኣዝየን ቊልጥፋትን ብዙኅ ሰብ ዝጽዕናን ዘመናውያን ባቡር ምድሪ ብጥዓሚ ቝልጥፋት ጽፉጻትን ተመራጽትን እየን ብወገነይ ብጣዐሚ አየ ዝመርጸን::

ሰራዊት ፈደራል ኮሊስ ሃገርና ከምዙይ ገይሮም ኣኪቦም እንተስሕስዑ እንትርኢ እንከለኻ ዘተፈልየ ባኅታይ ስመዐካ::

መንእሰይ ሃገርና ብኾይናትን ኣግርግርን ብስእነት ሥራሕን ተደፋፊኡ ሃገሩ ጐዲፉ ናፍ ስደትን ተምርኅ ኣዳዳ ደራር ዓሣ እንትኸውን እንትርዮ ዘለጐህን ኃዘንን ይስማዐካ።

ባንዴራ ሃገርና ኢቶብያ ምስ ባንዴራ ኅዉራት ይመራት ዓረብ እንትሪያ እንከለኻ ብጣዕሚ ደስ ይብለካ ናይ ክልቲኤን ምሕዝናት ኽጠናኸርውን ትደሊ

ዋው ኸምዝ ዓይነት በደ ባህላዊ ሠራሓቲ ክዳን ነዝ ናይ ቀደም መሳፍንቲ ናዝጥቆምሉ ዘነበሩ ኣይነታት ክዳን ሞሲሉ ተረአይኒ።

ዳንከራ ካብቶም ጡዑማት ዝባሃሉ ልሱሉሳት መስተታት እዮም ዝበሃሉ፡፡ በባይ ወገን ግን ካብዞም ዘፅልዑኒ ክስተማቕሮም ዘይኽእል መስተታት እዩ፡፡

ዋ ዋዋው ኣብዙ ደስ ካብ ዝብለኒ ምግታት ሓገርና ኣብሒ ደርሆ ዋው ኣፍካ ማይ ምዕሙእ የብለካ።

ዓቢ ተስፋ እቲ ብል ዘርእስታ መጽሓፍ ብደራሲ ጫርለስ ዲኳን ዝተጸሕፈት ትርጉም ብኢንጀነር ሃብቶም ኢዮብ እዚኣብ መራኺትን ሰሓቢትን ብዙኅ ትምህርቲ ትሰንቀላ መጽሓፍ እያ ።

ቀደማይ ምንስተር ሃገር ኢትዮጲያ ዶክተር ኣብዪ ኣሕመድ ዓሊ ኣብ ቤት ምኽሪቶ ወከልቲ ሕዝቢ ኣኼዋን እንመርሕ፡፡

ተንቃሳቓ ሲ ኣየር ካሜይራ እቲ ዘመናዋዊ መርካ ዝተሠርሐ ዘደለኻዮ ዓይነት ዝደለ ኻዮ ኣንፈት ቦታ ኾንጋ ንኽስል የብጠቐመካ